እዚ ኣብ ምስሊ እንሪኦ ዘለና ናይ ፀጉሪ ኣስተካክላ ኮይኑ ኣብ ታሕቲ ምልጥ ዝበለ ኣብ ላዕሊ ደሞ ንእሽተይ ብፀሊም ኣብ መጨረሻ ድማ ብጣዕሚ ፅቡቅ ዝኮና ናይ ፀጉሪ ኣስተካክላ ማለት እዩ፡፡

እዚ ዝረአ ምስሊ ከም መጋየፅን መመላኪዒን ደቂ ኣነስትዮ ዝጥቀማሉ ኩትቻ ዝባሃል ኣብ እዝና ኣሲራ ዘርኢ ምስሊ እዩ፡፡

እዚ እንሪኦ ዘለና ምስሊ መምህር ተማሃርኡ እንዳምሃረ ዘርኢ ምስሊ እዩ፡፡ እዞም ተማሃሮ ድማ ነዚ መምህር ብደንቢ ከም ዝከታተልዎ ዘለዉ ዘርኢ ምስሊ ድማ እዩ፡፡

እዚ ምስሊ ዘርእይና ካብ ናይ ገዛን ናይ ቢሮን ዝኮኑ ኣቁሑታት ብጣዉላ ዝስራሕ ዓራት ድማ የርእየና ኣሎ።

እዚ ኣብዚ ምስሊ እንሪኦ ዘለና ካብ ዓይነታት ፀገየሪ ኣስተካክላ ናይ ደቂ ተባዕትዮ ፀጉሪ ምስትክካል ኮይኑ ላዕሉ ጨጓር ትሕት ኢሉ ፀሊም ብታሕቲ ድማ መላጣ ዝኮነ ፀጉሪ ኣስተካክላ እዩ፡፡

እዚ እንሪኦ ዘለና ምስሊ ካብ ዓይነታት ምግቢ ኮይኑ በቢዓይነቱ ይባሃል፡፡ ዝተፈላለየ ዓይነታት ምግቢ ድማ ኣካቲቱ ብጣዕሚ ጡዑማት ካብ ዝባሃሉ ናይ ትግራይ ምግብታት ዝሓዘ እዩ፡፡